መጋየፂ ካብቶም ደቂ ሰባት ንመመላክዕን ፅቡቅ ግርማ ንክህልወናን እንጥቀመሎም ሓደ እዪ:: እዚ ድማ አብ ዝተፈላለዩ ክፋላት ሰዉነትና ብፍላይ ድማ አብ ክሳድና አብ እዝንናን አእዳዉናን ንጥቀመሎም እዮም ።

ሓደ ትካል ከፋልጡሉ ተጠቀምሉ ናብ ዝብሉ መግለፂኣድራሽኡን ስልኪ ቁፅሪን ዝልጥፈሉ እዩ።

ናይ ቤት ብልዕን መስተን መናፈሻ ኮይና ወይ ድማ ቡና ኩርሲ እንጥቀመሉ መዝናነይ እእንጥቀመሉ እዩ።

እዚ ዝተፈላለዩ ተክልታትን ዕፅዋትን ዝርከቦ ቦታ ኮይኑ ብጣዕሚ ብዙሓት ፅዑቃትን ዝኮኑ ተኽልታትን አእዋማትን ድማ ይርከብዎ እዚ ድማ ፍሉይ ዝበለ ግርማን ፅቡቅ ዝኮነ ቦታን እዪ ።

መሰረታዊ ግልጋሎት ሓደ መሰረታዊ ዕብየት ሃገር እዩ። እዚ ድማ ሓንቲ ሃገር ናብ ዝላዓለ ደረጃ ንኽትግስግስ ኣገዳሲ ዝኾነ መሰረታዊ ግልጋሎት እዩ።

እዚ መጋየፂ ንጥቀመሉ ፅቡቅን ምዕሩግን ንምዃን እንጥቀመሉ መጋየፂ እዩ። ብፍላይ ኣብ ደቂ ኣንስትዮታት ኣብ ኢድን ኣብ ክሳድን ኣብ ፀጉሪን ርእስን ብምግባር ፅቡቅ ኮይንካ ንምርካብ ሙልኩዕ ኮንካ እንጥቀመሉ መጋየፂ እዩ።

እዚ ናይ ንግዲ ዕዳጋ ኮይኑ ዝተፈላለዩ ንብረታትን ዝተፈላለዩ ኣስቤዛታትን ኣቁሕታትን እንሸጠሉን እንገዝአሉን ቦታ ወይድማ ዕዳጋ እዩ።

እዚ መፍለጢ ብታሪኽ ይኹን ብፅሑፍ ብስነ-ጥበባዊ ይኹን ብዝኾነ ይኹን ናይ ሙዚቃ ይኩን ናይ ካሊእ ወይም ናይ ዝኾነ ትካል ዓብይ ትካል ስራሕ ፅቡቕ ፅፍፍ ኾይኑ እንትርከብ መፍለጢ ኮይኑ እንትርከብ ጥራሕ እዩ፡፡

እዚ ናይ ንግድን ዕዳጋን ማእከል ኮይኑ ዝተፈላለዩን ዝደለካዮም ዓይነት ንብረታትን ዝደለካዮም ዓይነት አቁሑታትን እትገዝ እሉን እትዕድገሉ ወይ ድማ እትሸጠሉ ማእከል ናይ ዕዳጋ እዩ።

እዚ ዓብዪ ድንኳን ኮይኑ ናይ ዝተፈላለዩ ኣቑሑትን ዝተፈላለዩ ኣስቤዛታትን ዝርከብዎ እዩ፡፡ እዚ ድማ ዝተፈላለየ ዓይነት ሸቐጣ ሸቐጥ ዝርከብዎ ዓብይ ድንኳን እዩ፡፡

አሕምልትን ፍረምረን ካብቶም ንምግብታት ንጥመሎም ኮይኖም እዙይ ድማ ንምግብታትና ፍልይ ዝብለ ጣዕሚን ፍልይ መቀረትን ንክህልዎ ዝገብሩ እዮም።

መጋየፂ ካብቶም ደቂ ሰባት ንመማላክዒ ዝጥቀምሉ ሓደ ኮይኑ ብፍላይ ድማ ኣብ ክሳድ፣ ኣብ እዝኒ፣ ኣብ አእዳውን ዝተፋለለዩ ክፋላት ሰውነትና እንጥቀመሎም እዩም።

እዚ ፖለቲካ እንጥቀመሉ ንሓንቲ ሃገር ልዕልነትን ግዝአታን ምቁፅፃርን ህዝባዊ ድሕንነት ንምርግጋፅን ብዘይ ምንም ናይ ዝኾነ ይኹን ፀቅጢታትን ናይ ፖለቲካ ተሰሪሑ ፅቡቅ ዝኾነ ዝና ናይ ምርካብ እንትኸውን እዩ።

ደቂ ሰባት ካብቶም መዘናግዕን መደሰትን ኢሉ ዝወስዶም ሓደ ሙዚቃ እዩ እዙይ ድማ ብዝተፈላለዩ ሙዚቃ ብምስማዕ ሕሊንኡ ነፃን ካብ ጭንቀት ክወፅእን ዝገብር እዩ።

እዚ ናይ ሕርሻን ግብርናን ማእከል ኮይኑ እዚ ድማ ዝተፈላለዩ ምህርትታት ነክበዝሑን ብዙሕ ተዓፃፃፊ ኮይኖም አታዊ ንክኮኑ ዝራከብዎ ወይ ድማ ዝገብርዎ ርክብ እዪ።

እዚ ካብቶም ደቂ አንስትዮ አሕዋትና ዝጥቀማሉ ዓይነት ጫማ ሓደ ኮይኑ ፍልይ ዝበለ ግርማን ፅባቐን ድማ አለዎ ግን ንኽትከይድ ብጣዕሚ አስጋኢ ዝኾነ ብጣዕሚ ፀቢብ ስለ ዝኾነ ናይ ምፅዳፍ ዕድለን ሰፊሕ እዪ ።

አብ ዓለምና እቲ ብስብ ተስሪሑ ብጣዕሚ ፍልይ ዝበለ ሳሓባይነትን ቅርፅን ዘለዎ ሓደ ናይ ህንፃ ስራሕ እዩ። እዚ ድማ ብጣዕሚ ሙልኩዕን ፍልይ ዝበለ ዲዛይን ዘለዎ ክገብሮ ዘኽእሉ እዮም።

መጋየፂ ካብቶም ንደቂ ሰባት እንጥቀመሎም መማላክዕን ድዛይነራት ክንከውንን እዩ፡፡ እዚ ድማ ብጣዕሚ ምልኩዓትን ፅቡቃትን ክንከውን ዝሕግዘና መጋየፂ እዩ፡፡

ሓንቲ ሃገር ካብ ቦታ ናብ ቦታ ወይ ድማ ካብ ድክነት ናብ ሃፍቲ ክትንቀሳቀስሉ ትክእል ሓደ መንገዲ መሰረታዊ ልምዓት ምምስራት እዩ:: እዚ ድማ ዋና ከንቀሳቅሳ ዝክእል እዩ ።

እዚ ናይ ቤት ብልዕን መስተን ማእከል ኮይኑ፣ ብፍላይ ድማ ቡና እና ናይ ቁርሲ ቡና ዝካየደሉ እዩ። እዚ ድማ ፍልይ ዝበለ ናይ መዘናግዕን ቅልል ዝበለ እዩ።

መሰረታዊ ልምዓት ሓደ ካብቶም ንዕቤት ሃገራት ኣገዳሲን ጠቃሚን ዝኮነ ሓደ እዪ። እዚ ድማ መሰረታዊ ልምዓት ክህሉ ዕቤት ሃገር ንክመፅእ ዝገብር እዪ ።

ኣሕምልትን ፍራምረን ካብቶም ንምግብታት እንጥቀመሎም ተኽእልታት እዮም። እዚ ድማ ምግብታትና ብጣዕሚ ፍልይ ዝበለ ጣዕምን መቐረትን ክህልዎም ካብ ዝገብሩ ኣትክትን ፍራምረን።

ኣብ ሓንቲ ሃገር ሰላምን ፀፅታን ክሰፍን እንድሕር ደኣ ኮይኑ ብመንግስታዊ ዝተመደቡ ናይ ሕጊ አክበርቲ ክህልዉዋ ኣለዎም፡፡ እዚ እንተሃልዩ ድማ ሓንቲ ሃገር ሕልውቲን ወይ ከዓ ክብርትን ሰላማ ዝሓለወን ይከውን፡፡

እዙይ ካብቶም መጋየፅታት እንጥቀመሎም ካብ ወርቂ ዝስርሑ መጋየፅታት ኮይኖም ብፍላይ ድማ ብበዝሒ ደቂ ኣንስትዮ ኣሕዋትና ዝጥቀማሎም እዩ። ኣብ ክሳደን፣ ኣብ እዝነን ድማ ይጥቀማሉ።

እዚ ጉዕዞን ቱሪዝምን ኮይኑ ናብ ዝተፈላለዩ ንቱሪስት ዝኾኑ ቦታታት ፅቡቅ መርአዪ ዘለዎም ከባብታት ኬድካ እትጉብንየሉን ተደሲትካ እትምለሰሉን እዩ።